እቲ ቤት ክርስትያን ሓዱሽ መከባብያ ይስርሖ ኣሎ ። ደው ዝበለ ቴንዲኖ ኣሎ ዋጋ ናይ ሓደ ኩንታል ሲምንቶ ክንደይ እዪ ?

እዚ ስእሊ እዚ ኣብ ግዳም ዚግበር ጸወታ ዅዕሶ ናይ ኢድ ኮይኑ ተጻወትቲ ነታ ዅዕሶ ኣብ መርበብ ንምውቃዕ ወይ ንምዕጋት ይዘልሉ። ሓደ ዳኛ ኣብ ላዕለዋይ ጫፍ ብጸጋማይ ሸነኽ ደው ኢሉ ኣሎ።

ካብ ዝተፈላለዩ ዕንጨይትታት ቅርፂ ወፅይዎም ዝተሰርሑ ኮይኖም ኣብ ክሳድካ ዝእሰሩን ነመድገሚ ዝኮኑን መስቀልን መቁፀርን ተሰሪሖም ኣለው። ካብ ክልቲኦም እንታይ ኣለኩም ?

ኣብዚ ባህላዊ ኣከዳድና ኢትዮጵያን ዝተኸድኑ ሰባት ኣብ መድረኽ እናተቐያየሩ ምንቅስቓሳትን ቅዲ ደርፍን ይረኣዩ። ብድሕሪት ኣብ መድረኽ ዘለዉ ሰባት ባህላዊ መሳርሒታትሙዚቃ ይጻወቱ ኣለዉ። እዚ ባህላዊ ደርፍን ሳዕስዒትን ኣብ መድረኽ፡ኢትዮጵያዊ ክዳውንቲ ብዝተፈላለየ ቅዲ፡ኣብ ድሕሪት ከበሮ። ብብርሃን ዝተመልአ ባህላዊ ፍጻመ እዩ።

ኣብዚ ድሙቕ ኣራንሺ ዝሕብሩ ናይ ጎደና መጽረዪ ኣብ ጽርግያ ደው ኢሉ ይርአ። ኣብ ቅድሚት ዓበይቲ ናይ ጽሬት ብራሻታት ኣለዉዋ፡ እዚ ድማ ንጽርግያ ንምጽራይ ዝተዳለወ መሳርሒ እዩ።

እዚ ኣብ ሓደ ድኳን ኣብ ዝርከብ መደርደሪ ዝተመርጹ ፍርያት ዘርኢ እዩ። “ትራይደንት”፡ “ኤክስትራ”፡ “መንቶስ”ን “ፍረሽ ስማይል”ን ዝብል ጽሑፍ ዘለዎም ሳጹናት ማስቲካ ብዝተፈላለየ ሕብሪ ተሰሪዖም ኣለዉ። ንኣሽቱ ምቁር መግብታትን መግብታትን እውን ኣብ ቀረባ ይረኣዩ።

ኣብ ኣዝዩ ደረቕን ፅንኩርን ኣኻውሕ ዝበዝሖን ኣብ ታሕቲ ዘሎ ቀጠልያ ፅፍሒ ማይ ትሕቲ ምድሪ ወይ ንእሽቶ ሩባ ከምዘሎ ዝሕብር እዩ ።

ኣብ ቅድሚት ድኳን ታፔላ ኢንሪኮ ኬክ ቤት በኣምሓርኛ ዝተፃሓፈን ኣብ መንገዲ እግረኛ ብእግሮም ዝኸዱ ወይ ደው ዝበሉ ሓያሎ ሰባት ኣለዉ። ኣብ ጥቓኦም ኣቑሑት ኣብ መሬት ተቐሚጦም ኮፍ ኢሎም ኣለዉ።

እዚ ኣብ ሓደ ዓቢ ክፍሊ ዝተዳለወ ናይ ኣኼባ መድረኽ ዘርኢ እዩ። ሰባት ኣብቲ መድረኽ ኣብ ሰማያዊ መንበር ኮፍ ኢሎም፡ኣብ ቅድሚት ማይን ናውቲ ኣኼባን ተዘርጊሖም ይረኣዩ። ኣብ ድሕሪት ንጹር ጽሑፍን ምልክትን ኣሎ፡"ሓይሊ ሕልሚ ንኣፍራዪ ዕብየት” ዘበል ኣሎ።

ኣብ ቅድሜኻ ኣብ ዝርከብ ዓንዲ ኤሌክትሪክ ወይ ቴሌፎን ገለ መወዓውዒታት ተለጢፉ ኣሎ። ኣብቲ ኣብ ቅድሜኻ ዘሎ ዓንዲ ዝተለጠፈ ወረቓቕቲ እንታይ ዓይነት መወዓውዒታት/መፋለጢታት ዝያዳ ተኽእሎ ኣሎ?

እዚ ኣብ ሓደ ትካል ጥዕና ሕክምናዊ ክንክን ክወሃብ ዘርኢ ይመስል። ኣብ ቅድሚት ጻዕዳ ክዳን ዝለበሰ ሰራሕተኛ ጥዕና፡ ጻዕዳ መንዲል ሒዙ፡ ንሓደ ሕሙም ይምርምሮ ኣሎ። ሕሙማት ብጻዕዳ ክዳን ተሸፊኖም ኣብ ዝተሸፈነ መንበር ኮፍ ኢሎም ይርከቡ።

ካብ ዓድዋ ናብ እንትጮ ኣብ ዝወስድ መንገዲ ናብ ይሓ መገንዲ ዘመልክት ታፔላ ይርአ ኣሎ፡፡ እዚ ታፔላ ንተጓዓዛይ እንታይ ረብሓ ይህብ?

እዚ በዓል ንጥምቀት ኢየሱስ ክርስቶስ ዝዝክር ኮይኑ፡ ኣመንቲ ድማ ብተምሳል ናይ ጥምቀት መብጽዓኦም ንምሕዳስ ማይ ይኣትዉ ወይ ይነጽጉ። ባህላዊ ጻዕዳ ክዳን ተኸዲኖም፣ እዚ ድማ መለለዪ ናይቲ በዓል እዩ። ኣብ ባህልን ሃይማኖትን ኢትዮጵያ ክሳብ ክንደይ ኣገዳሲ እዩ?

ኣብ ኢትዮጵያ ካብ ዝርከቡ ክልላዊ ምምህዳራት ምስ ዶ/ር ኣብይ ኣሕመድ ካብ ዝገበርዎም ኣኬባታት ሓደ እዩ። እዞም ጠቅላይ ሚኒስተር ንስሙ ኣኬባታት ይፀውዑ እምበር ባዕሎም ጀሚሮም ባዕሎም እዮም ዝውድእዎ እቲ ኣኬባ።

ኣብ እክሊ መክዚን ክልተ ሚዛናት ኣለዉ ። እቲ ምክዚን ተከፊቱ ኣሎ ። ሓደ ኩንታል እክሊ እንትምዘን ክንደይ ኪሎ ይከውን ?

ኣብ ክልል ትግራይ ዘሎ ፀገም ምክፍፋል ሰብኣዊ ሓገዝ ዘርኢ እዩ። (ዘይፍትሓዊ ምክፍፋል ሓገዝን ሳዕቤናቱን) ዝብል እዩ። ሓደ ሰብ ናይ ሓገዝ ካርድታት ሒዙ ኣሎ፡ እዚ ድማ ኣካል መስርሕ ምክፍፋል ሓገዝ እዩ። እቲ ቀንዲ ጉዳይ እንታይ እዩ?

ሓንቲ ጓል ኣንስተይትን ሓደ ሰብኣይን ብድሕሪት ክልተ ሃገራዊ ባንዴራታት ይረኣዩ፤ ብጸጋም ባንዴራ ኢትዮጵያ ብየማን ድማ ባንዴራ ኮትዲቫር። እቲ ሰብኣይ ፕረዚደንት ኮትዲቫር ፣ እታ ሰበይቲ ድማ በዓል ስልጣን ኢትዮጵያ እያ። ክልተኣዊ ዝምድናን መንፈስ ምትሕብባርን ዘንጸባርቕ እዩ።

እቲ ሒዛቶ ዘላ ሙዝ እዮ ። ሙዝ ንጥዕናና ድማ ብጣዕሚ ወሳኒ እዩ ። ሙዝ ኣብ ካባቢኩም ንኪሎ ክንደይ ኣሎ ?

ኣቦታት ቤተ ክርስቲያን (ካህናት) ነቲ ታቦት (ምልክት ታቦት ኪዳን) ኣብ ርእሶም ተሰኪሞም ብኽብሪ ናብቲ ሩባ ወይ ቐላይ የምጽእዎ። ኣብ ልዕሊ ምእመናን ይነጽጎ ፣ እዚ ስነ-ስርዓት ምስ ቱሪዝምን ብኸመይ ይጸልዎ?

እዚ ከም እንዕዘቦ እዚ ብርጭቆ ቢራ የርኢ። ብብርጭቆ ወርቃዊ ቢራ ዝመልአ ኣብ ልዕሊኡ ድማ ዓፍራ ዝመልአ ኮይኑ አልኮላዊ መስተ እዩ ።

ኣብዚ ሓያሎ ሰባት ኣብ ጽላል ዳስ ኮፍ ኢሎም ክጽበዩ ይረኣዩ። መብዛሕትኦም ብጻዕዳ ጨርቂ ተከዲኖም፡ ኣብ ቅድሚኦም ሓደ ሰብ ክዛረብ ወይ ክመርሖም ይረአ። ኣብ ጥቓኡ ህዝባዊ ምትእኽኻብ ወይ ኣገልግሎት ዝካየደሉ ቦታ ይመስል።

ኣብዚ ሕዚ እዋን ኣብ ሃገርና ይኹን ኣብ ክልልና ትግራይ ብዙሓት ስራሕቲ ህንፀት እናተካየዱ ይርከቡ። ነዚ ድማ እዩ ዝምልከቶም ኣካላት ኣብቶም ዝስርሑ ህንፃታት ኣብ ፅርየቶም ክሕሰበሉ ይግባእ ይብሉ።

እዚ ከም እንዕዞቦ ክልተ ሰባት ኮፍ ኢሎም ኣእጋሮምን ኣእጋሮምን ጥራይ ከም ዘርእይ የርኢ። ሓደ ሰብ ብሓመድ ዝተሸፈነ ቐይሕ ናይ ጎማ ጫማ ተኸዲኑ ኣሎ።

ኣብዚ ክልተ መስተንክር ተመን ዝመስል ድልድላት ኣብ ማእከል ተፈጥሮኣዊ ጫካ ኣብ ልዕሊ ዓሚቝ ጐልጐል ደው ኢሎም ኣለዉ፣ ኣብ ትሕቲኡ ድማ ቡናዊ ማይ ዘለዎ ሩባ ብድሙቕ ይውሕዝ ኣሎ።

ንብረታት ካብ ቦታ ናብ ቦታ ንምጉዕዓዝ ካብ ዝጠቅሙላ ሓደ ፖስታ ኣገልግሎት እዩ። ኣብዚ ሕዚ እዋን ሰባት ሰላምታ ብፖስታ ምልኣክ ስለዝገደፎ ኣገልግሎቱ ንምዝማን ንብረታት ኣብ ምጉዕዓዝ ይርከብ።

ኣብ ኣክሱም ካብ ዝርከቡ ቤት ትምህርቲታት እቲ ሓደ እንትኸውን ክፍሊ ትምህርቲ ክልል ትግራይ ቀዳማይ ብርኪ ቤት ትምህርቲታት መሰረት ተምሃሮ ስለዝኾና ካብ መፀውዒ ኣሽማነተን ኣትሕዚ ብትግርኛ ክኸውን ይግባእ።

ሳሱላ ዘቡኣት ብነፀላ ገይራ ማማይ ዝሓዘለት ንእሽቲ ጓል ኣነስተይቲ ትርአ ኣላ፡፡ ናብ ሰብ ዘይበፅሐት ጓል ኣነስተይቲ ሳሱላ ክትገብር ብባህልና ቅቡል ድዮ?

እዚ ብባህላዊ ኽዳውንቲ ኢትዮጵያ እተደረኸ ዘመናዊ ኽዳን እተኸድነት ሰብ የርኢ። እቲ ነዊሕ ጫፍ ወይ ካቦት ምስ ባህላዊ ንድፊ ቲቤብ ኢትዮጵያ ዝመሳሰል ቀጥታዊ ቕርፂ ኣለዎ።

ኣጎል ባህላዊ ሕክምናታት ካብ እንጥቀመሎም ናይ ተክሊ ዓይነታት ሓደ እንትኸውን ሰባት ዝተፈላለየ ዓይነት ቁስልታት እንትወፅኦም ክሳብ ዝሓውዩ ብካልኦት ተወሰክቲ ረክስታት ንገይቃልዑ ይገብር ተባሂሉ ይእመነሉ።

ኣብ ትግራይ ባህላዊ ፀወታ ሁራ ሰለስተ ብፍላይ ኣብ ኣፅቢ ወንበርታ ኣብ ዝተፈላለዩ አጋጣሚታት ብፍላይ ድማ ኣብ መርዓን በዓላትን ኣዘውቲሮም ዝፃወትዎ እዩ።

ግምብታት ቴሌኮሙኒኬሽን ክሳዕ ክንደይ ኰን እዩ ዘገርም! ብሓጺን ዝተሰርሐ ኣዕጽምቶም ናብ ሰማይ ልዕል ኢሉ ብምብጻሕ ንመላእ ዓለም ዘራኽብ ይመስል። እዞም ግምብታት ክንደይ ሰባት ይራኸቡ?

ኣብዚ ዘሎ ጽኑዕን ጠቓምን ጁኪ ኢንዱስትርያዊ ስፌት ማሽን እዩ። ስለዚ፡ ብዛዕባ ሞዴል ናይ ስፌት ማሽን ወይ ኣጠቓቕምኡ ዝያዳ ሓበሬታ የድልየኩም ድዩ?

ቀይሕ ሕብሪ ነፋሕቶ ዝሓዙን ፃዕዳ ሕብሪ ነፋሒቶ ዝሓዙን ሰባት ዝዘዝሒ ኣለው። ቀይሕን ፃዕዳን ሕብሪ ዘለዎ ባንዴራ እውን ሒዞም ኣለው። ዝቱይ ዝትኣከብሉ ቦታ እንታይ ይብሃል?

"ካንበቤ ኮምፎርት ድራይ" ናይ ሓደሽቲ ዝተወልዱ ህጻናት ዳያፐር ፓኬጅ እዩ። ንሓደስቲ ዝተወልዱ ህጻናት ዝተዳለወ ኮይኑ ካብ 2-5 ኪሎ ዝምዘኑ ህጻናት ዝምችእ እዩ። መከላኸሊ ክሳብ 12 ሰዓታት ይጸንሕ። እዚ ዕሹግ ዳያፐር ክንደይ ዳያፐር ኣለዎ?

ማስትሽ ወይ ፕላስተር ተባሂሉ ዝፅዋዕ መዓሸጊ ንርኢ ኣለና፡፡ እዚ ፕላስተር ዶክመንትታት ክንዕሽገሉ ንኽእል ኢና፡፡ ካልእ ኸ እንታይ ክንዕሽገሉ ንኽእል ይመስለኩም?

እዚ ኣብ ከተማ ኣክሱ ዝርከብ እንትኮን እዚ ድማ ናይ ወዲ ዕቡይ ዝተባሃለ ውልቀ ሰብ ስራሕቲ ሕትመት ሆፕ ዝብል ቤት ሕትመት እዩ። እዚ ድማ ቡዙሕ ዘሕትም መሕተማ ቤት እዩ።

ደስ ዝብል ናይ ኣካውሕ ምድሪ ይርአ ኣሎ፡፡ ኣብ ቀረባ ናይ እምኒ ናይ ቤተ ክርስቲያን ደወላት ተንጠልጢለን ይርአያ ኣለዋ፡፡ ናይ እምኒ ደወል ርኢኹም ዶ ትፈልጡ?

መስጊድ ኩሎም ተመሳሳሊ ቅርፂ ኣለዎም፡፡ እቲ ወጣሕ ህንፃ ኣብ ኩሎም መሳጊድ ኣሎ፡፡ ኣብቲ ወጣሕ ኣብ ጫፉ እንታይ ዓይነት ምስሊ ኣሎ?

ኣብ ናይ ኣኻውሕ ምድሪ እፅዋት ቦቊሎም ይርአዩ ኣለዉ፡፡ ነዚ ዝርአዩ ንጥዑይ ምድሪ ዘባደሙ ሰባት ስለ ዝባደመ ምድሮም እንታይ ኢሎም ከመኽንዩ ይኽእሉ?

ብርክት ዝበሉ ሰባት ፃዕዳ ነፀላ ብመሰቀላዊ ተከዲኖም መቆምያ ሒዞምን አብ ውሽጢ ቤተ ክርስትያን ጠጠው ኢሎም አብ መብራህቲ ዘለዎ ሃሳስ ዒባ ሕብሪ ድሕረ ባይታ ይርከቡ፡፡ እዞም ጠጠው ዝበሉ ሰባት እንታይ እንዳገበሩ እዮም?

ብፍሉይ ዲዛን ዝተሰርሐ መስፈ ንርኢ ኣለና፡፡ እዚ መስፈ ፍሉይ ዝገብሮ በቲ ሓደ ገፁ መጋየፂ ኮይኑ ዘገልግል ብምዃኑ እዩ፡፡ ከምዚ ዓይነት መስፈ ኣብ ከባቢኹም ርኢኹም ትፈልጡ ዶ?

ናይ ኢትዮጵያ መከላኸሊ ሰራዊት ኣርማ ይርአየና ኣሎ፡፡ እዚ ኣርማ ጦርን ጉራዲን ዋልታን ከምኡውን ናይ በራሪ ክንፊን ናይ መርከብ ኣርማን እኔዎ፡፡ ጦርን ጉራዴን ውክልንኡ እንታይ እዩ?

እዚ ኣካል ኣብ ትሕቲ ክሳድ ይረአ ኣሎ። ኣብ ልዕሊኡ ቀጢን ንጣብ ጸጉሪ ይርአ። እታ ሰበይቲ ብባህላዊ ክዳን ኢትዮጵያ ብጸሊምን ጻዕዳን ተኸዲና ትርከብ። ኣብ ኣእዳዉ መስተንክር ዲዛይናት ስልማትን ኣሎ። ኣብ ክሳዳ ብዙሓት ናይ ወርቂ ሰንሰለታትን ስልማትን ኣለዉ።

ኣብዚ ዝያዳ ዝረአ ነገር እንተሃልዩ፡ እቲ ዘገርምን መሳጥን ዲኮር ውጽኢት ኮይኑ፡ብዙሓት በርበረ ሕብሪ ዘለዎም ባሎናት ኣብ መንደቕ ተሰሪዖም ኣለዉ። ኣብ ገሊኡ ቦታታት ድማ ወርቃዊ ሕብሪ ዘለዎም ባሎናት ይውሰኹ። እዚ ንጽምብል ጽቡቕ ወይ ድንቂ ጽምብል ልደት ዝገልጽ እዩ።

እዚ ሓደ ሰብ ነዊሕን ዝውሕዝን ባህላዊ ክዳን ተኸዲኑ ዘርኢ እዩ። እቲ ክዳን ብድሙቕ ሕብሪ ዘለዎ ኮይኑ፡ መብዛሕትኡ ግዜ ብጽላሎት ቀይሕ፡ቡናዊ፡ ብጫን ድሙቕ ሐምላይን እዩ። እቲ ክዳን ነዊሕ ኢድ ዘለዎ ኮይኑ ኣብ ማእከል ተኣኪቡ ጽቡቕን ባህላውን መልክዕ ይህቦ።

ብዙሓት ሰባት፡ መብዛሕትኦም ደቂ ተባዕትዮ፡ ኣብ ርእሶም ወይ ሕቖኦም ከቢድ ጽዕነት ተሰኪሞም ኣብቲ ሰፊሕ ጎደና ዕዳጋ ይንቀሳቐሱ። እዞም ሸቃሎ ኣብ መዓልቲ ክንደይ ክረኽቡ ይኽእሉ?

ሓደ ኣባል ፖሊስ ኢትዮጵያ ኣብ እዋን ምርጫ ድምጹ ክህብ ይርአ። እቲ መኮነን ዩኒፎርምን ናይ ገጽ መሸፈኒን ተኸዲኑ፡ ድምጺ ወረቐት ኣብ ሳንዱቕ ድምጺ ከእቱ እንከሎ እዩ። እቲ ኣብ ስእሊ ዘሎ ሰብ መን የኸውን?

እዚ ኣቕሓ እዚ ባህላዊ ናይ ኢትዮጵያን ኤርትራዊ ሽኻል ፀጉሪ እዩ ።መብዛሕትኡ ግዜ ድማ "ሽኻል ሹሩባ" ወይ ስልማት ፀጉሪ ተባሂሉ ይጽዋዕ። እዚ ኣብ እዋን በዓላትን መርዓን ፀጉሪ ኣብ ቦታኡ ንምሓዝ የገልግል።

ሓደ ሰብአይ ካቦት ዝተከደነ ቀዊዕ ዝገበረ ምስ ክልተ ሰብ ይዛረብ ኣሎ ። እቲ ቀዊዕ ዝገበረ ሰብ ሹሙ መን ይብሃል ?

እዚ ኣብ ወሰን ጽርግያ ኣብ ዝርከብ ድኳን ዝተለጠፈ ምልክት የርኢ። ኣብቲ ምልክት ስም ድኳንን ቁጽሪ ተሌፎንን ተጻሒፉ ኣሎ። እቲ ምልክት ብቀለም ተሰሊሙ ቀይሕ በርበረ፡ ብጸጋም ድማ ዝተፈላለየ ቀመማትን በርበረን ኣሎ። ኣብቲ ምልክት ዘለዉ ቀንዲ ባእታታት እንታይ እዮም?

እተን ኮንሱል ዝብል ምልክት ዘለወን ጥርሙዝ ዘይቲ ኣውሊዕ ክንደይ ጽቡቓትን ሰሓብትን እየን! ኣብ ብጽፉፍ ዝተሰርዐ መደርደሪ፡ ንሃልኪ ድሉዋት ኮይኖም ክዓርፉ ይረኣዩ። ነዚ ጽሬት ዘለዎ ዘይቲ ኣውሊዕ ንመብሰሊ ምጥቃም ክሳብ ክንደይ ጠቓሚ ምኾነ?

ዝተፈላለየ ቅርፂ ዘለዎም ጌጣ ጌጥ ኣብ ጠረጴዛ ተቀሚጦም እለዉ ። ናይዞም ጌጣ ጌጥ ዋጋ ክንደይ እዩ ኣብይ ከ ይርከቡ ?

እዚ ጨናኡ ዝጽውዓኒ፡ ሕብሩ ንልበይ ዝማርኽ ባህላዊ ቡን ክንደይ ጽብቕቲ እያ! ሕጂ ከምዚ ዝበለ ጥዑም ቡን እናጠዓምኩ፡ ኣብ ልዕሊ ጽዋእ ምስሊ ጥበብ፡ ኣብ ጎድኑ ድማ ጨንፈር ቆጽሊ እንተዝጥዕም?

ናይ ኢትዮጵያ ምግቢ እዩ። ብፍላይ ኣብ ዝተጠበሰ ሩዝ ተፈታዊ ኮይኑ ምስ እንቋቑሖ ይቐርብ። ዝተጠበሰ ሩዝ ብዝተቖርጸ ባኒን ስጋ ሽሮ ወይ ካልእ ቀመማትን ዝስራሕ ባህላዊ መግቢ እዩ። ንኽትበልዕዎ ዶ ትብህግዎ?

ናይ መሰረታዊ ገዛ መገልገሊ ኣቑሑ ዝኾኑ መንከሽከሻት፣ ፈርኔሎታት፣ መቑሎታት ምስ መኽደኖም ይርአዩ ኣለዉ፡፡ እዞም ናውቲ ገዛ ኣብ ምንታይ ይስርሑ ይመስለኩም?

ኣብዚ ክልተ ድሙቕ ሕብሪ ዘለዎም ናይ ከንፈር ድምቀት ቱቦታት ተሰሪዖም ኣለዉ። እተን ቱቦታት ቀያሕትን ሮዛን ኮይነን “ሮማንቲክ ክደምቕ"እዩ። ዝብል ጽሑፍ ተጻሒፈን ኣለዋ። ኣብ ታሕቲ “50” ዝብል ንእሽቶ ዋጋ ምልክት ኣሎ።

እቲ ትርኢት ናይ ህንጻታትን ወሰን ጽርግያታትን እዩ። ናይ መወዓውዒወይ መፋለጢ ምልክታት ብኣምሓርኛን እንግሊዝኛን፣ ሓጹር፣ ተኽሊ፣ ሰማያውያን ኣካላት ድማ ይረኣዩ ኣለው።

ካብ ተክሊ ድንሽን ብርስን፣ በርበረን ካልእን ዝተሰረሓ ፀብሒ ንደቂ ሰባት ንምግብነት ዝውዕል ኮይኑ፣ ደቂ ሰባት ብጣዕሚ ካብ ዝፈትውዎም ምግቢ ሓደ እዩ።

ናይ ዕለምና ናይ ጥዕና ሓላፊ ዝኮነ ዶክተር ቴድሮስ ኣድሓኖም ፍሽክ ይብል ኣሎ ። ሓላፊ ካብ ዝከውን ክንደይ ዕመት ገይሩ ኣሎ ?

እዚ ምልክታት ናይ ማሕበራዊ መራኸቢታት ኣፕስ ብሓባር ተጠርኒፎም ዘርኢ እዩ። እዚ ናይ ማሕበራዊ ሚድያ ኣፕ ምልክታት፣ ፌስቡክ፣ ኢንስታግራም፣ ቲክቶክ፣ ዩቱብ፣ ዋትስኣፕን ካልኦት ሕብራዊ ምልክታትን ተዘርጊሖም ኣለዉ ይራኣዩ ኣለው።

እዚ ኣብ ታሕቲ ጸጋማይ ሸነኽ ሰለስተ እንቋቑሖ፡ ብታሕተዋይ የማን ድማ ክልተ ለሚን ኣለዋ። ኣብ ላዕሊ ሕብራዊ ጽሑፍ ኣሎ፤ ብቀይሕ “ደቂ ኣንስትዮ!!!”ብሰማያውን ብጫን ድማ “ንጠቕላላ ኣጠቓቕማ ”ይብል ሕብርታት ናይቲ ጽሑፍ ብዝተፈላለየ ጽላሎት እዩ። እቲ መሰረት ቀጠልያ እዩ።

ቁኖ ዓዲ ዝተቖነነት፣ ብሪ ኩትቻ ዝገበረት፣ ኣብ ርእሳ ድማ ሰቲ ዝኣሰረት ንእስቲ ጓል ኣነስተይቲ ትርአ ኣላ፡፡ እዛ ሰበይቲ ናይ ምንታይ ብሄረሰብ ወገን ከምዝኾነት ክንግምት ንኽእል ዶ?

ኣዳጉራ ኣብ ዝኾነ ይኩን ስነ ምህዳር ካብ ዝበቀየሉ ናይ ዝራእቲ ዓይነታት ሓደ እዩ። እዚ ንምግብነት ዝጠቅም እንትከውን ኣብ ሓደ ተክሊ ኣዳጉራ ድማ ብጣዕሚ ብዙሕ ፍረታት ኣዳጉራ ይበቁል።

እዘን ሽምዓታት ክንደይ ጽቡቓትን ፍሉያትን እየን! እቲ ወርቃዊ ሕብሪን ሕብራዊ ኣእማንን ምቾት ዝመልኦ ስምዒት ይህብ። እዚ ኩሉ ጌጣጌጥ ነቲ ሰብ ፍሉይ ስሕበት ይውስኸሉ። እዚ ጽቡቕ ጌጣጌጥ ንዝኾነ ኣጋጣሚ ፍጹም ክኸውን ድዩ?

ማሕበር ልምዓት ትግራይ ብፕሮጀክት "ፀባ ቤት ትምህርቲ" ን30 ሽሕ ተምሃሮ ፀባ ምቕራብ ከምዝጀመረ እቲ ዜና ይሕብር። እቶም ተምሃሮ ካብ ኩባያ ጸባ ወይ ምግቢ ህጻናት ክሰትዩ ይረኣዩ። እዚ ፕሮጀክት ምምጋብ ጸባ ንትምህርቶም ብኸመይ ትግምግምዎ?

እዚ ሰብ እግሩ ብሓፀን ሰንሰል ዝተኣሰረ እንትኸውን ናይ ኣዕምሮ ጥዕና ፀገም ዘለዎ ከዓ ይመስን። ይኹን እምበር ናይ ኣዕምሮ ጥዕና ዘለዎም ሰባት ኣብ ገዛ ኣሲርካ ምቅማጥ ኣግባብ ዘይኾነስ ናብ ስነ ኣዕምሮ ማእከላትን ሆስፒታላትን ክውሰዱ ይግባእ።

ካብ ብሃይማኖታዊ ተከሊሎም ዝምርዐዎ መርዑት እቶ እንሪኦም ዘለዉ እዮም ። ኣብ ርእሱም ድማ ኣክሊል ደፊኦም ። እቲ ትሳለሙ ዘላ እንታይ ይባሃል ?

እዚ ኣርማ ትካል ትምህርቲ“ኤምኣይቲ–መቐለ ኢንስቲትዩት ቴክኖሎጂ”ዘርኢ እዩ። እቲ ኣርማ ኣብ ቀጠልያን ብጫን ተኸፋፊሉ ኣብ ልዕሊኡ ፊደላት ኤምኣይቲ ተጻሒፉ ኣሎ። ኣብ ትሕቲኡ ድማ ንሳይንስን ቴክኖሎጅን ዝውክል ኣቶሚካዊ ምልክትን ምልክት ጽርግያን ኣሎ። እዚ ኣርማ ናይ መን ትካል ምዃኑ ትፈልጡ ዶ?

ኣብ መስመር መንገዲ እትርከብ ባቡር ኣብ ጣብያ ደው ኢላ ኣላ። እታ ባቡር ጻዕዳን ሰማያውን ቀለም ዝተለኽየት ኮይና፡ ኣብ ቅድሚት ዓቢ መስኮት ኣለዋ። ብዙሓት ሰባት ኣብቲ መደበር ደው ኢሎም፡ ናብ ባቡር ክድይቡ ይጽበዩ ኣለዉ።

እዚ ሜታ ቢር ህቡብ ናይ ኢትዮጵያ ቢራ እዩ። ፋብሪካ ቢራ ሜታ ኣቦ ቢራ ኤስ.ሲ. ኢትዮጵያ ናይ ምልክት ሓበሬታ ብማይ ዓይኒ ማይን ብቅልቅል ስገምን ሆፕስን ከም ዝተሰርሐ ይገልፅ።

ኣብዚ የጽላተ ሙሴ እውተኛ ምስጢር ዝብል ብኣምሓርኛ ዝተተርጎመ መፅሓፍ ይርአ ኣሎ፡፡ ካብ ኣርእስቲ ተደሪኽኩም እዚ መፅሓፍ ስለምንታይ ዛዕባ ዝዛረብ ከምዝኾነ ክትግምቱ ትኽእሉ ዶ?

እዚ ኣርቲስት ኣብረሃም ገብረመድህን ይበሃል ፡ ብጡዑም ትግርኛ ደርፊ እዩ ዝፍለጥ ፣ ማቻ ይስመዓኒ ኣሎ ዝብል ደርፊ መዓዝ ኣውፂኡዎ ?

ጽቡቕን ዝድነቕን ፈልፋሊ ማይ! ድሙቕ ሰማያዊ ማይ ብዓቢ ሓይሊ ንላዕሊ ይነጽግ። ብክቢ መንደቕ እምኒን ነዊሕ ግምቢ ሰዓት ዝመስል ህንጻን ተኸቢቡ ይርከብ። ዘመናዊ ህንጻታትን ጽርግያታትን ውሑዳት ሰባትን ኣለዉ። ኣብ ዙርያ እቲ ፈልፋሊ ማይ ጻዕዳ ዕምባባ ይርአ።

ኣብ ልዕሊ ዕንጨይቲ መስቀሊ ኣብ መደርደሪ ቡዝሓት ዓበይቲ ታኒካታት ኣለዋ። እተን ታኒካታት ዝተፈላለየ ሕብሪ ዘለወን እዩን ።እተን ታንክታት ብዓበይቲ ፊደላት “ፎስተር ክላርክ'ስ” ዝብል ጽሑፍ ተጻሒፈን ኣለዋን። እተን ኣብ ዝረኣያ ዘለዋ ታንክታት እንታይ ዓይነት መስተ እየን ሒዝን?

እዚ ኣብ ከተማ ኣኽሱም ትሕቲ እቲ ነባር ዕዳጋ ዝርከብ ኣብ ከይዲ ህንፀት ዝርከብ ዘመናዊ ናይ ዕዳጋ ቦታ እዩ፡፡ ከምዚ ዝኣምሰለ ዕዳጋ ምህንፅ ንምንታይ እዩ ኣድልዩ?

ኣብ ሓደ ናይ ከባቢ ፀቢብ ጐደና ጐሓፍን ሕማቕ ነገርን ይርአዩ ኣለዉ፡፡ ሓደ ጭራን ኣስኮባን ዝሸይጥ ሰብ ኣብኡ እኒሀ፡፡ ከምዚ ዓይነት ሰብ በዚ እንትሓልፍ ምቺ ክውቃዕ ዶ ኣይኽእልን?

ሰባት ማይ ዝእክበሉ ወይ ኣእዳዎም ዝሕጸበሉ ጣብያ ጽሬት ኮይኑ፡ እዚ ኣካል ናይቲ ንለበዳ ኮቪድ-19 ንምክልኻል ዝውዕል ወፍሪ ህዝባዊ ጥዕና ክኸውን ይኽእል እዩ። ናይ ገጽ መሸፈኒ ዝገበረት ሰበይቲ ኣብ ቅድሚት እንታይ ትገብር ኣላ?

እዚ ናይ ሓደ ኣኽሱማዊ ድኳን መድሓኒት ደጋዊ ትርኢት እዩ። ምልክት ድኳን መድሃኒት ብንጹር ይርአ፣ ብዙሓት ተኽልታት ድማ ኣብቲ ከባቢ ይረኣዩ። እቲ ኣብ ዘሎ ትካል እንታይ ዓይነት ኣገልግሎት ይህብ?

ብብጫን ቀይሕ ሓመደን ሕብሪ ዘለዎም ቶ ዝመስሉ መስቀላት ብፀሊም ኽሪ ተተሓሒዞም አብ ዕንቋይ ሕብሪ ድሕረ ባይታ ይርከቡ፡፡ ካልኦት ፃዕዳ፣ አራንሺን ዕንቋን ሕብሪ ዘለዎም ዝተሰፈዩ ሃሪታት እውን ይርከቡዎም፡፡ ወይ ኢደ ጥበብ ስራሕቲ ማለት ብጣዕሚ ገራሚ እዩ፡፡

ኣብዚ ብዙሓት ኣእዱግ ጽዕነት ተሰኪሞም ኣብ ጽርግያ ይረኣዩ። ኣብ ሕቖኦም ጽዕነት ኣለዎም — መብዛሕትኡ ግዜ ማይ ወይ ካልእ ንብረት እዩ። እቲ ከባቢ ደረቕ ኣኽራናዊ መሬት ኮይኑ፡ ገጠራትን ብዙሕ ተፈጥሮኣዊ ባህርያትን ኣለዎ። እዞም ኣእዱግ እንታይ ዓይነት ጽዕነት ተሰኪሞም ይመስለኩም?

ናይ ብልፅግና ፓርቲ ኣርማ ይርአ ኣሎ፡፡ ኣብ ከለላ ክልተ ፀለምቲ ኣእዳው ኮይኖም ብተሓጓስ ዝዘሉ ሰባት ድማ ይርአዩ ኣለዉ፡፡ እዚ ምልክት እንታይ የመልክት?

ኣብዚ ክልተ ብሃገር ደረጃ ዝቐንዑ ናይ ኢትዮጵያ ካርታ ቅርጽታት ኣለዉ። ነፍሲ ወከፍ ቅርጺ ብሕብሪ ባንዴራ ኢትዮጵያዝተሰለመ እዩ። ኣብ ማእከል ኣብ ውሽጢ ሰማያዊ ዓንኬልሓሙሽተ ነጥቢ ዘለዎ ኮኾብ ዝመስል ጻዕዳ ምልክት ኣሎ። እዚ ንካርታ ኢትዮጵያ ብሕብሪ ባንዴራ ዝገልጽ ሰንሰለታዊ ስልማትእዩ።

ሃፀይ ዮሃንስ ብ5ሓምለ 1829 ዓ/ም ካብ ኣቦኦም ሹም ተንቤን ምርጫይ ካብ እኖኦም ወ/ሮ ስላስ ድምፁ እንደርታይ ኣብ ተምቤን ተወሊዶም ጅጋኑ ካብ ዝባሃሉ ተጋሩ ሓደ እዮም።

ናይ ደም ምልጋስ መወዓውዒ እዩ፣ እቲ መወዓውዒ ስነጥበባዊ ሓረገወይን ኣሰፋ፤ "ኣብ እዋን ሕርሲ ደም ንዘድልዮም ኣዴታት ደም እልግስ! ንስኻትኩም ከመይ??" ቀንዲ ዕላማ ናይዚ ደም ምልጋስ እንታይ እዩ?

እቶም ፍርያት ንልዕሊ 6 ወርሒ ንዝዕድሚኦም ህጻናት ዝምከሩ ኮይኖም፡ ከም ሓጺንን ካልሲየምን ዝኣመሰሉ ኣገደስቲ መኣዛታት ከም ዘለዎም ይንገር። ስለምንታይ እዞም ናይ ህጻናት መግብታት ንትሕቲ 6 ወርሒ ንዝዕድሚኦም ህጻናት ዘይምከሩ?

ኣብ ትግራይ ካብ ዝርከቡ ገዳማት ሓደ ኮይኑ ካብ ኮውሒ ዝተፈልፈለ ቤተ ክርስትያን ኣቀሽሽትን ዳቆናትን ጥዋፍ ኣብርሆም መፅሓፍ ቅዱስ እንዳንበቡ እዮም።

ንእሽቶ ሎጅ ወይ መዕረፊ ኣጋይሽ እንትከውን፣ ኣብ ደገ ኮፍ መበሊ ዓራታትን ተኽልታት ዕረን በረኻን ምህላዉ ኣብ ተፈጥሮኣዊ ሃዋህው ንኽትዛነ ዝተዳለወ መዘናግዒ ቦታ እዩ።

ኣብ ናይ ከተማ ስፋል መርዓትን መርዓውን ኣብ ክፍቲ መኪራ ኮይኖም ብብዙሓት ኣናእሽቱ መኻይን ተዓጂቦም ይርአዩ ኣለዉ፡፡ ሎሚ እዩ እምበር ቀደም መርዑት ኣብ ሽፍንቲ መኪና እዮም ይኸዱ ነይሮም፡፡

መርዓዊ ኣብታ ምቅርቲ ዝኮነት ውቅብቲ መርዓት ታሓቁፉ የረኤና ኣሎ ። እቲ ምስሊ ከም ዝሕብሮ ፅቡቅ ዝኮነ ባህላዊ ኣከዳድና እውን አለዎም።

እዚ ኣብቲ ጽርግያ ዓቢን ሕብራዊን መንደቕን መእተዊን ይርአ። ኣብ መንደቕ ህጻናት ክጻወቱን ክመሃሩን ዝረኣዩ ስእልታት ኣሎ፡ ኣብ ማእከላይ ኣፍደገ ድማ "ባምቢ መዋእለ ህጻናት" ተጻሒፉ ኣሎ። እቲ መንገዲ ብንጹር ዝተጸረገ እዩ።

ኣብ ገጠር ዝርከብ መንገድን ባህላዊ ኣባይትን ዘርኢ እዩ። እቶም ገዛውቲ ካብ እምንን ጭቃን ዝተሰርሑ ኮይኖም፡ ሰባት ኣብ መንገዲ ይንቀሳቐሱ ይረኣዩ። እቲ ከባቢ ብጸሓይ ዝረገፈን ኣኽራን ዝበዝሖን መልክዓ ምድሪ እዩ። ህዝቢ ናበይ ገጹ ይኸይድ ይኸውን?

ኣብ ፊት ሓደ ቤተ ክርስቲያን ጥዋፍ ዘብርሀ ስፍሪ ቁፅሪ ዘይብሉ ህዝቢ ይርአ ኣሎ፡፡ እዚ ፍሉይ ድባብ ዘለዎ ትርኢት ናይቲ ቤተ ክርስቲያን በዓለ ንግስ ዶ ይኾን?

መበል 45 ዓመት ዝኽሪ ህዝባዊ ግንባር ሓርነት ትግራይ ኣብ ክልል ትግራይ ስታድየም ከተማ መቐለ ብድምቀት ተኸቢሩ። እዚ በዓል ታሪክ ውድብን ኣብ ክልልና ዘለዎ ኣገዳስነትን ዝኽበር እዩ። ህዝባዊ ኣኼባ ናይ ኣየናይ ትካል ጽምብል እዩ?

እዚኣቶም ብጣዕሚ ፅቡቓትን ምልኩዓትን ኣርባዕተ ዝተፈላለየ ሕብሪ ዘለዎም ናይ ደቂ ተባዕትዮ ከምኡ ውን ናይ ደ/ኣንስትዮን ቁርጭምጭሚት ቡትስ ከፈይ ጫማታት እዮም።

መንእሰይ ጓልኣነስተይቲ ኣብ ናይ መጉየዪ ማሸን ኣብ ከይዲ እንቅስቃሴ ትርከብ፡፡ እዚ ናይ ማሽን ጉያ ካብ ናይ ሜዳ ጉያ ብምንታይ ክፍለ ይኽእል?

ሰባት ብባህሊ ራያ ደሚቖም ይርአዩ ኣለዉ፡፡ ሰብ ከም ባህሉ ኮይኑ ፍልይ ኢሉ እንትርአ ደስ በሃሊ እዩ፡፡ ብናይ ካልኦት ባህሊ ለምንባር ማሕራ ኣለዎ ድዮ?

ባህላዊ ስነ-ስርዓት መርዓ ኢትዮጵያ ዝገልጽ ኮይኑ፡ መርዓውቲ ፍሉይ ባህላዊ ኣከዳድና ተኸዲኖምን ብረት ዘውዲ ተኸዲኖምን እዮም። መርዓውን መርዓውን ከም "ንጉስ"ን "ንግስቲ"ን ናይቲ ሓድሽ ስድራቤቶም ይውከሉ። እዚ ድማ ነቲ ስነ-ስርዓት ዝምጥን ሃዋህው ይፈጥር።

ኣብዚ መደርደሪ ናይ ዝተፈላለዩ ፋብሪካታት ምህርቲ ዝኾኑ ዋይናት ይርአዩ ኣለዉ፡፡ ዋይን ክቡር መስተ እዩ፡፡ እዚ መስተ ኣብ ምንታይ ኩነታት ይቐርብ?

እዞም ጸበብቲ ባዓታዊ መስመራትን ምስ ጥንታውያን ብኣኻውሕ ዝተቖርጹ ኣብያተ ክርስቲያናት ላሊበላ ኢትዮጵያ ዝተኣሳሰሩ እዮም። እዚ ጸቢብ መሕለፊ እምኒ ኣካል ጥንታውያን ኣብያተ ክርስቲያናት ላሊበላ እንተኾይኑ ኣብ መንጎ እዘን ኣብያተ ክርስቲያናት ዘሎ ታንከር ክንደይ ይኸውን?

ሽፋን ናይ ሙዚቃ ኣልበም የማነ ባርያ። እቲ ሰብኣይ ጸሊም ስረን ጻዕዳ ካምቻን፡ ከምኡ’ውን መነጽር ጸሓይ ተኸዲኑ ኣሎ። እቲ ምስሊ ብቋንቋ ትግርኛ "የማነ ባርያ ኤላማና ዓወት ወይ ሞት" ዝብል ጽሑፍ ተሰንዩ ኣሎ።

ንመርዓ ወይ ስነ-ስርዓት ሕጸ ዝተዳለወ ባህላዊ ስልማት መድረኽ እዩ። እቲ መሬት ብዝተሰፍየ ምንጻፍ ዝተሸፈነ ኮይኑ፡ ዝተፈላለዩ ባህላዊ ስርሓት ሸኽላን ዝተሰፍዩ ኣቑሑትን እውን ኣብ ምርኢት ይርከቡ። ንኣየናይ ባህላዊ ስነ-ስርዓት እዩ ተዳልዩ?

ኣብዚ ሓንቲ ሰበይቲ ኣብ ባህላዊ ምድጃ እንጀራ ክትስንክት ትርአ ኣላ። ሓዊ ተወሊዑ ነቲ ዝተሰንከተ እንጀራ ካብቲ ሞጎጎ ክተውፅኦ ሌማታ ሒዛ ትርአ ኣላ።

እዚ ብዘመርትን ጉጅለ እምነትን ዝተኸበበ ናይ መዝሙር ቦታ የርኢ። እቲ ኣብ ማእከል ዘሎ ሰብኣይ ማይክሮፎን ሒዙ ብሓጎስ ክደርፍን ክወዛወዝን ይረአ። ኣብ ጥቓኡ ኮፍ ኢሎም ዘለዉ ሰባት፡ ከም ሕጉሳት ሰዓብቲ፡ ናይ ሃይማኖት ክዳን ተኸዲኖም ይረኣዩ።

አብ ሃገርና ካበ ዝርከቡ ጋዜጠኛታት ሓንቲ ኮይና እዚ ስእሊ ናይ ክምስ ኢላ እንትትኮን አብ ቃና ቴሊቨዠን እተቅርብ ጋዜጠኛ እያ ንብርክት ዝብሉ ዓመታት እውን ሰሪሓን ትሰርሕን ትርከብ።

ኣብ ትግራይ ናይ ኢትዮጵያ መንግሰቲ ካብቶም ዝፈፀሞም ግፍዕታት ዘርኢ ምስሊ እዩ ።ብጀታትን ብድሮናትን እንገበረ ብበዝሒ ድማ ኣብ ስቪል ሰባ ት ድማ ይድብድብ ነይሩ ። እዙ እትሪእዎ ዘለኩም ኣበይ ከተማ እዩ ።

ካብ ጸብጻብ DW ዝተባህለ ኣህጉራዊ ኣገልግሎት ዜና ጀርመን ዝተወስደ እዩ። ስለምንታይ ኣብ ኣፍሪቃ ፕሮጀክትታት ምኹዓት ዒላ ማይ ብከም DW ዝኣመሰላ ኣህጉራውያን ማዕከናት ዜና ብሰፊሑ ይግለጽ?

ኣብ ኢትዮጵያ ኣብ ኣፋርን ከባቢኣን ካብ ዝርከቡ ዘደነቁን ዝገርሙን ተፈጥራዊ ቦታታት እቲ ሓደ ዳሉል ተባሂሉ ዝፍለጥ ናይ ጨው ዝወፅኣሉ ቦታን እሳተ ጎመራ ዝፈልቀሉ ኤርታሌን እዮም።

ሑመራይ ኢሉ ዘደረፋ ደራፊ ካብ ናይ ትግራይ ውርያት ውቅባት ፍሉጣት ካብ ዝብሃሉ ድምፃውያን ሓደ ዝኮነ ድምፃዊ መን ይብሃል ሽሙ ?

ተምሃሮ መፅሓፎም ሒዞም እና ኣምበቡ ኮፍ ኢሎም ኣለዉ ። ኣብ ጎኖም ስእሊ ኣድህኖ ተንጠልጢሉ ኣሎ ። እቲ ዘንብብዎ ዘለዉ መፅሓፍ እንታይ ይበሃል?

እዚ ብሕብሪ ሰላም ዝተሰለመ ፖስተር ናይቲ ‘ወይዘሪት ኣሸንዳ’ ዝበሃል ፍጻመ ይቐርብ። ኣብ ላዕሊ ዕለትን ስምን ተጻሒፉ ኣሎ፡ ኣብ ታሕቲ ድማ ኣርማ ኣገልግሎትን ኩባንያን ይርአ።

ክልተ ቆፃል ሕብሪ ዘለዎም ማንካ ሽኮር ተገጣጢሞም አብ ሃሳስ ሓመደዋይ ሕብሪ ድሕረ ባይታ ይርከብ፡፡ እዞም ቆፃል ሕብሪ ማንካ ንምንታይ ይጠቅሙና?

ናይ ጐልደንስታር ዝዓይነታ ናይ ቴለብዥን ረሲቨር መፋለጢ ይርአ ኣሎ፡፡ እዚ ረሲቨር ብኣብዝሓ ዝፍለጥ እዩ፡፡ እዚ መሳርሒ ኣብ ገዛኹም ኣሎ ዶ?

ሰባት ዘበናዊ ኣነባብራ ካብ ዝጅምሩ ኣትሒዙ ጫማ ካብ ቆርበት፣ ጨርቅን ፕላስቲክን ምስራሕ ጀሚሮም እዮም። እዚ ካብ ቆርበት ዝተሰርሓ ጫማታት ብበዝሒ ኣብ ናይ መንግስታዊን ግላዊ ቤት ዕዮታት ከም ፕሮቶከር ምስ ሱፍ ክዳውንቲ ይዝውተሩ።

ኣብ ርእሶም ፃዕዳ ሕብሪ ዘለዎ ጨርቂ ገይሮ ዝጠመጠሙ ወላዲ ክዳኖም ድማ ፃዕዳ ሕበሪ ዘለዎ ናይ ባህላዊ ክዳን ዝተከደኑ ናይ እንታይ እምነት ተከታሊ እዮም ?

ኣብ እቲ ምስሊ እንሪኦ ዘለና ብዓረብ ዝተፃሓፈ መፅሓፍ እንተንብብ ንርኢ ኣለና። እዚ ብዓረብ ዝተፃሓፈ ድማ መብዛሕትኡ ዓረባውያን ወይ ድማ ሞስሊም እዮም ዝጥቀምሉ።

ኣብዚ ተራእዮም ክልተ ብመልክዕ ካርታ ኢትዮጵያ ዝተሰርሑ መንጠልጠሊ ክሳድ። እቲ ሓደ ወርቂ እቲ ካልኣይ ድማ ብሩር እዩ። ክልቲኦም ሕብሪ ባንዴራ ኢትዮጵያ (ቀጠልያ፣ ብጫ፣ ቀይሕ) ዝሕብሩ እዮም።

እዚ ናይ ቤተእምነት ናይ ኦርተዶክስ ተዋህዶ ቤተክርስትያን እንትኮን እዚ ቤተክርስትያን እዚ ኣብ ኣክሱም ዝርከብ እዩ። እዚ ቤተክርስትያን እዳእንታይ ቤተክርስትያን እዩ?

ቦታ ቡዝሓት ሰባት ሰባት ዝተፈላለዩ ነገራት ዝሽየጡ ሒዞም ንአብነት ሓንቲ ሰበይቲ ሽንጉርቲ ፣ድንሽ፣ ፃዕዳ ሽንጉርቲ ፤ኮሚደረ፤ ሳላጣ ሒዛ አላ ካልእ እዉን መካይን አለዋ። እዚ ቦታ እንታይ ዝባሃል ይመስለኩም?

እዚ ኣብ መኽዘን መደርደሪ ዝተደራረቡ ፍርያት ወረቐት ናይ ሱፍቲ ዘርኢ እዩ። ብዙሓት ኣብ ጸቢብ ፕላስቲክ መትሓዚታት ዝቕመጡ ኮይኖም፡ ብቐይሕ፡ ሰማያውን ጻዕዳን ብዝተፈላለየ ዕሹጋት ይመጹ። ካብዞም ናይ ወረቐት ፍርያት ኣየናይ እዩ ንገዛ ንኽትጥቀመሉ ዝያዳ ዝምችእ ትብሉ?

ኣብ ክልል ትግራይ ኣኽራናት ገርዓልታ ወይ ከባቢ ዓድዋና ዝርከባ እንትኾና ናይ ኢትዮጵያ ኦርቶዶክስ ተዋህዶ ክርስትያን ማእኸል ንግደት እየን። ኣብ ከውሒ ዝተቖርጻ ኣብያተ ክርስቲያናት ላሊበላ መዓስ ከም ቅርሲ ዓለም ዩኔስኮ ተመዝጊበን?

ብርክት ዝበሉ ዓበይቲ ፃዕዳ ሕብሪ ዘለዎም መዳበርያታት ቆፃል ሕብሪ ዘለዎም ጌሾታት መሊኦም ንክሽየጡ ተዘርጊሖም ይርከቡ፡፡ እዞም ጌሾታት ዋጋ ንሓደ ኪሎ ክንደይ እዩ?

ኣብ ኣኽሱም ከተማ ኣብ ዝርከብ ዳዕሮ ፒያሳ እናተባህለ ዝፅዋዕ ቦታ ፍሉይ ዲዛይን ዘለዎ ናይ ኣትክልቲ መሬት ተዳልዩ እኒሀ፡፡ ኣትክልቲ ንኸባቢ እንታይ ረብሓ ይህብ?

ሓደ ክፋል ናይ ኮብልስቶን ጽርግያ። እቲ መንገዲ ብኸፊል ተበታቲኑን ተበታቲኑን ዓበይቲ ጉድጓዳትን ጉድጓድ ማይን ይፈጥር። ኣብ ኢትዮጵያ መብዛሕትኡ ግዜ ብኮብልስቶን ዝተሰርሑ ጽርግያታት ቀልጢፎም ክበላሸዉ ዝገብሩ ቀንዲ ምኽንያታት እንታይ እዮም?

እዚ ናይ ዕዳጋ ድኳን ይርአ ኣሎ፤ ዝተፈላለዩ ምግብታት ከም ዘይቲ፣ እኽልን ካልኦት ኣቑሑትን ከምኡ እውን ገለ ክዳውንቲ ንመሸጣ ዝተቐርቡ ኣለውዎ።

ብጣዕሚ ዝፀርየት መኪና ሓደ ጎማአ ይርአ ኣሎ ኣብቲ ምስትያት ድማ ተክሊ ይረአ ኣሎ ። ዋጋ ንይታ ምኪና ክንደይ እዩ ?

ብኮብልስቶነ ዝተሰረሐ ፅርግያን ብጫ ቀለም ዝተቀለሙ ገዛውትን ኣለው። ኣብዙ ድማ ፃዕዳ ቀለምን ቆፃል ሕብርን ዝተቀለመ ዓብይ ንላዕሊ ደው ዝበለ ናይ መን እምነት ተከተልቲ እዩ?

እቶም ካህናት ጻዕዳ መርገፍ ይኽደኑ፡ ገሊኦም ድማ ጸሊም ካባ ይድርቡ። ዓብይን ውቁብን መስቀል እውን ይርአ እዩ። እዚ በዓል ንኢትዮጵያውያን ኣመንቲ ኦርቶዶክስ ክሳብ ክንደይ ሃይማኖታዊ ትርጉም ይህብ?

እዚ ፍሩይ ፍርያት ዕዳጋ ወይ ሕርሻ ናይ ቀሕይ ሱር እዩ። ፍረታት ሲትረስ ብጥዕናዊ ረብሓኦም ዝፍለጡ ፣ ንደም መምልኢ፣ ንጁስ መስርሒ፤ ብፍላይ ኣብ ምሕደራ ጸቕጢ ደም ብኸመይ ከምዝሕግዙ ትፈለጡ ዶ?

እዚ ናይ ህንጸት መካይን ዘርኢ ናይ ጎደና ትርኢት እዩ። ኣብ መንገዲ ደው ዝበለት ዓባይ ብጫ ናይ ቅድሚት ሎደር ከበድቲ ናይ ህንጻ ማሽነሪታት አለዎ።

እዚ ዓይነት ኣቕሓ ኣብ ባህላውን ሃይማኖታውን ስነ-ስርዓት ኢትዮጵያ (ከም ስነ-ስርዓት ጸባ) ብሰፊሑ ይጥቀሙሉ። እዚ ባህላዊ ኣቕሓ ኣብ ስነ-ስርዓት ማሕቖን ንምንታይ እዩ ዝዕጠን?

እዚ ጥንታዊ ውቕር ቤተ ክርስትያን እዩ፡ ካብ ከውሒ ተፈልፊሉ ወይ ድማ ካብ ሓደ ዕምኒ ዝተሰርሓ ይመስል ፡ እዚ ግን ኣብ ምንታይ ዓዲ እዩ ዝርከብ ?

እዚ ኣብ ላዓሊ ቡዙሓት መኻይን ዘርኢ ዘሎ ምስሊ መናሃርያ ምኻኑ የርኤና ኣሎ። እተን ዝራኣያ ዘለዋ መኻይን ድማ ደቂ ሰባት ንዘመናዊ መጓዓዝያ ይጥቀምሎም።

ናይ ሲቪልን ወታደራዉን ክዳን ሓዋዊሶም ዝተኸደኑ ዕጡቓት መናእሰይ ይርአዩ ኣለዉ፡፡ እዞም ዕጡቓት መናእሰይ ናይ መን ወገን ምዃኖም ክንግምት ንኽእል ዶ?

ኣብዚ ስጋ ብዕራይ ኣብ ሓደ ገዛን ኣብ ጥቓኡን ተሰቒሎም ይረኣዩ። ኣብ ቅድሚት ሓደ ጻዕዳ ናይ ዩኒፎርም ዝተኸድነ ሰብኣይ ኣብ ሓጹር ክሰርሕ እንከሎ፡ ካልእ ሰብኣይ ድማ ኣብ ጥቓኡ ደው ኢሉ ይዕዘብ።

ህዝበ ክርስቲያን በዓል ንምኽባር ኣብ ሓደ ሜዳ ተሰብሲቡ እኒሀ፡፡ ናይ ሰንበት ትምህርት ቤት መዘምራን ተሰሪዖም እኔዉ፡፡ እዚ በዓል ካብ ጥምቀት ወይ መስቀል ወፃኢ እንታይ ክኸውን ይኽእል?

"ጌትነት ፈርኒቸር " ዝበሃል ምልክት ንግዲ ዘፍሪ ይረአ ኣሎ። ኣብቲ ቦርድ ዝተፈላለዩ ኣቑሑት ገዛ፡ ከም ዓራታት፡ ሶፋታትን ዋርድሮብን ዝኣመሰሉ ከምዝሰርሕ ይርአ። ኣብ እስልምና እምነት ብኸመይ ይስራሕ?

እዚ ኸኣ እተፈላለየ ዓይነት ፍረታት ዝሓዘ እዩ። ባናና፤ ኣራንሺ፤ ቀይሕን፤ ወይኒ፤ ዕንቊቱፋሕ፤ ኣቮካዶን ፍረታት ዝብሃል ድኳን ናይ ዕዳጋ ዝሽየጠሉ ቦታ ኮይኑ ፍረምረታት ንወድሰበ ብጣዕሚ ጠቃሚ እዩ።

ምጫስ ማለት ሽግራ ምትካክ እንትከውን እዚ ግን ብኣብ ዝሓ ኣብ ደቂ ተበዕትዮ ዝውተር እንትከውን ይኩን እንበር ወልፍ ወይ ሱስ ዘለዎ ሰባት ከመይ ገይሮም ክግድፍግ ይክእሉ ብምጫስ ግን ዝመፅኡ ሰዕብየን እንታይ ይከውን ትብሉ?

እዚ ብቐይሕ ዕምባባታት ዝተሰለመት ገረብ የርኢ። ጨናፍሩ ኣብ መንጎ ቀጠልያ ቆጽሊ ተዘርጊሑን ብብዙሓት ቀያሕቲ ዕምባባታት ዝተሸፈነን እዩ። እቲ ላዕለዋይ ክፋል ብቐይሕ ዕምባባታት ዝተሰለመ ኮይኑ ኣንጻር ሰማይ ዝረአ ፍሉይ ጽባቐ ኣለዎ።

ፍሉይ ጥልፊ ዘለዎ ዓለባ ዓዲ ከምኡውን ናይ ክሳድ መስቀልን ጐባጉብን ዝገበረን ንእሽቲ ትርአ ኣላ፡፡ እዚ ባህሊ ኣብ ዓለም ካብ ዘለዉ ካልኦት ዝፈልየና ምዃኑ ትፈልጡ ዶ?

ኣብ ከባቢ ገጠር ትግራይ ኣብ እምኒ ዝተኳነየ ክልተ ናይ ፃባ መሕቆኒ ዓብይን ንእሽተይን ኣብኡ ተሰቂሉ እንትከውን፣ ኣብቲ ቆርቆሮ ድማ ሳይክል ተፀጊዓ ኣላ።

ኣብ ህዝባዊ ኣደባባይ ወይ መናፈሻ ደው ኢልካ ዘለኻ ትርኢት ዘርኢ እዩ። ኣብ ድሕሪት ጸሊም ብረት ሓጹርን ቀጠልያ ሳዕርን ትርኢ። ኣብቲ መረባ ኣብ መሬት ኮፍ ኢሉ ዘሎ ነገር ኣሎ ድዩ?

ማራቶን (ልዕሊ 42 ኪሎ ሜተር) ድሕሪ ምጉያይን ሓድሽ ክብረወሰን ዓለም ድሕሪ ምምዝጋብን ትጽንብል ኣላ። ብተወሳኺ ኣንጻር መንሽሮ ጡብ ንዝሰርሕ ትካል 65 ሽሕ ዩሮ ከተዋህልል ክኢላ። እዚ ኣትሌት ኣብ ሓደ ዓመት ብጠቕላላ ክንደይ ኪሎሜተር ሸፊኑ?

እዚ ሰባት ኣብ ፈኲስ ባቡር ወይ ኣብ መደበር ባቡር ኪፅበዩ ኸለዉ ኮይኑ ሰባት ኮፍ ኢሎም ደው ኢሎም ክፅበዩ ኸለዉ ህዝባዊ መጓዓዝያ ደው መበሊ እዩ::

ድምፃዊት ሰላማዊት ገብሩ ዋኒነይ ዝብል ሙዚቃኣ ንኽተፋልጥ ምዕሩግ ሓበሻዊ ቁኖ ተቆኒና ወርቂን ሽፎንን ገይራ ማዕሪጋ ዝተለዓለቶ ፎቶ ምስ ፅሕፋ ይርከብ፡፡

ባህላዊ ምርኢት ሙዚቃን ሳዕስዒትን ኢትዮጵያ እንትከውን፣ እቲ ጐሊሑ ዝረአ ነገር ኣብ ማእከል ሓንቲ ጓል ኣንስተይቲ፡ ዝተጠልፈ ቅርጺ ዘለዎ ባህላዊ ክዳን ኢትዮጵያ ተኸዲና ትስዕስዕ ኣላ።

ናይ ገዛ ንኡሽተይ መኪና ሓይሊ ክትመልእ ኣብ ዝኾነ ናይ ሓይሊ ጣብያ ጠጠው ኢላ ኣላ፡፡ እዛ መኪና እንታይ ዓይነት ሓይሊ ትጠልብ ትኸውን?

ባዶ መንበርን ናይ ዋዕላ ጠረጴዛታትን ኣሎ። "ሰለሺ ሰህን ፕረዚደንት ፌደሬሽን ኣትሌቲክስ ኢትዮጵያ ኮይኑ ተመሪጹ" ዝብል ጽሑፍ ኣሎ። ከም ሓደ ፍሉጥ ኣትሌት ነበር፡ ኣትሌት ሰለሺ ሴህን ነቲ ፈደረሽን ኣብ ምምራሕ እንታይ ፍሉይ ኣበርክቶ ክገብር ይኽእል?

ካብ እቶም ነብሳት እናተባህሉ ካብ ዝፍለጡ ሓደ ዝኮነት ኣብቲ ዝዓረፈቶ ቦታ ናይቲ ቦታ ሕብሪ ዝወርሳ ኮይነን እንታይ እናተባህለ ትፅዋዕ ?

እዚ ኣብ እንዳ ጨጉሪ መስርሒ ዝርከብ ፎን ዝበሃል ብኤለክትሪክ ዝሰርሕ ማሽን እዩ፡፡ እዚ ማሽን ኣብ እንዳ ቁንጅና ሳሎን እንታይ ዓይነት ረብሓ ይህብ?

ኣብዚ ኣብ ልዕሊ ሴራቨ ሞይስቸራይዚንግ ክሬም ሳሙና ዲስፐንሰር ሓንቲ ኢድ ተቐሚጣ እታ ካልእ ኢድ ድማ ነቲ ክሬም ንምልካይ ትጥቀመሉ ኣላ። ንሱ ድማ ንመሕጸቢ ክሬም ንምልካይ ቀሊልን ውጽኢታውን መንገዲ እዩ።

ሰለስተ ሰባት ኣብ ገጠራዊ ሓመድ ጽርግያ እንዳተጓዓዙ እንትኮኑ፣ ካብቶም ውልቀ-ሰባት እቶም ክልተ ኣብ ግመል ዝጋልቡ ኮይኖም፣ ሓደ ሰብ ድማ ኣብ ኣድጊ ተወጢሑ ኣሎ።

ዝተፈላለዩ መጻሕፍቲ ኣብ ጠረጴዛታትን ደርብታትን ንመሸጣ ወይ ንምርኢት ይቐርቡ። እቶም መጻሕፍቲ ዝበዝሑ ብኣምሓርኛ ዝተጻሕፉ እዮም። ገለ ካብቶም ኣብ ምርኢት ዝቐርቡ ኣርእስታት እንግሊዝኛ ይሪኣዩ ኣለው

እዚ ማሽን እዚ ዕንጨይቲ ዝቆርፅ እዩ ቺፐር ቍራፂ ተባሂሉ እውን ዝፍለጥ እዩ። ዕንጨይቲ ናብቲ ማሽን ይኣቱ እቲ ውሽጣዊ ቆራፂ ድማ ይቆርፆ። ድሕሪኡ እቲ ቺፕስ በቲ መትረብ ኣቢሉ ይወጽእ።

ፍሉይ ዝኾነ ልምላመ ዘለዎ ገፀ ምድሪ እኒሀ፡፡ እዚ ገፀ ምድሪ ተፈጥሯዊ ፅባቕኡ ፍሉይ እዩ፡፡ ብተኽሊ ከምዚ ዝኣምሰለ ፅባቐ ዝርከብ እንተኾይኑ ንምንታይ ኢና ዘይንተክልን ዘይንንከባኸብን?

ኣብ ሓደ ወሰን ከተማ ናይ ማንጐ ተኽልታት ዝርከብዎ ፅዑቕ ናይ ኣትክልቲ ቦታ እኒሀ፡፡ እዚ ቦታ ካብ ኢኮነሚያዊ ረብሕኡ ብተወሳኺ እንታይ ዓይነት ረብሓ ኣለዎ?

ፈናጅል ተደፊኡ መቑሎ ተሰኽቲቱ ቡና እንዳተቐለወ እታ ቐላዊት እግራ ኣመሓሊፋ ከፍ ዝበለት ትመስል ፡ እዚ ኣቐራርባ ቡና'ዚ ፅቡቕ' ዶ እንሄ ?

ጽቡቕ ሽሮ ውዑይ ኮይኑ ይሕንበብ ኣሎ። ኣዝዩ ጥዑምን ዘዕግብን ይመስል። እዚ ሽሮ እዚ ጥዕና ዘለዎን መኣዛ ዘለዎን መግቢ ይመስል ድዩ?

ናይ መርዓትን መርዓውን መዘዋወሪት መኪና ብዲኮር ተሸላሊማ እንትከውን፣ ንቀረፃን ካብ እንዳ ጓል ናብ እንዳ ወዲ መመላለሲት ናይ መረዓውቲ ምኳና መፈለይ ዲኮር እዩ።

ክልተ ዓበይቲ ኣግራብ ይረአዩ፣ ብድሕሪት ድማ ደረቕ ሳዕሪ ዘለዎ ግራትን ውሑዳት ገዛውትን ሰማያዊ ሰማይን እኒሀ። ንምንታይ ከምዚ ዓይነት ባህላዊ ብፈረስ ዝስሓባ ዓረብያታት ክሳብ ሕጂ ኣብ ኢትዮጵያ ንመጓዓዝያ ብሰፊሑ ይውዕላ?

እዚ ነዊሕን ቀጢንን ጨናፍር ዘለዎ ቀጠልያ ፋጁል ወይ ተመሳሳሊ ተኽሊ የርኢ። ኣቝጽልቱ ዓበይቲ ስለ ዝዀኑ፡ እቲ ተኽሊ ኣብ መሬት ተዘርጊሑ ብጥዕና ዚዓቢ ዘሎ ይመስል። እዚ ተኽሊ እንታይ ዓይነት እኽሊ ወይ ኣሕምልቲ ምዃኑ ትፈልጡ ዶ?

አሰና! ብፃዕዳን ብጫን ሕብሪ ቀለም ዝተለመፁ በዓል ሓሙሽተ ደብሪ ህንፃ ሲኤምሲ ዝብሃል ህንፃ እዩ፡፡ ንስፓልት ፅርግያ ዝርእዩ ቡዙሓት ናይ ስራሕ ገዛታትን ሓምለዎት ተክሊታትን ይርከቡዎም፡፡

እዚ ኣብ ኣኽሱም ከተማ ዝርከብ ናይ ንግስተ ሳባ ቤተ መንግስቲ እናተባህለ ዝፅዋዕ ታሪካዊ ቦታ እዩ፡፡ እዚ ከምዚ እንተሎ ንግስተ ሳባ የመናዊት እምበር ኣኽሱማዉት ኣይኮነትን ዝብሉ ከምዘለዉ ትፈልጡ ዶ?

እዚ እንጀራ ብጽፉፍ ቅርጺ ተሰሪዑ ይረአ። እዞም ቆጽሊ እዚኣቶም ከም ተዓጺፎምን ተጠቕሊሎምን፡ ገሊኦም ግራጭ ሕብሪ ዘለዎም ገሊኦም ድማ ጻዕዳ እዮም። ቅርጺ ናይቲ እንጀራ ልሙድ ባህላዊ መግቢ ኮይኑ፡ኣብ ላዕሊ ንእሽቶ ነዃል ዘለዎን ብጽፉፍ ቅርጺ ዝተሰርዐን እዩ።

ኣብዚ ካብ እምኒ ዝተቐርጸ ጉድጓድ ይርአ። ብብዙሕ ኵምራታት ታቦት ዝመስሉ ኣእማን ዝተኸበበ ኮይኑ፡ ምስ ግዜ ዝፍጠር ተፈጥሮኣዊ ቅርጺ እዩ ዝመስል። በዚ ድማ ሕብሪ ምብራቕ ጸሓይ ወይ መሬት ኣብቲ ዝንጸባረቕ ብርሃን ይረአ።

ኣብዚብጥንታዊ ቅዲ ዝተሰርሐ ዕንጨይቲ ዝኾነ ነገር ኣሎ፣ ዛዕጎል ዝመስል ኣብ ልዕሊዑ ኣሎ። ኣብ ልዕሊኡ ድማ ብዝተፈላለየ ቅርጺ ዝተሰርሐ መትሓዚ ዝመስል ክፋል ዕንጨይቲ ኣሎ። ኣብ ከባቢኡ ዘሎ ዕንጨይቲ መሬትን መንደቕ ገዛን ብተፈጥሮኣዊ ሕብሪ ይራኣዩ ኣለው።

ብጫ ሕብሪ ዘለዎ ናይ ኽሳድ ጌጥ ብ ዝተፍላለየ መብራህቲ ተከቢቡ ኣሎ ። ዋጋ ናይቲ ዘንፀባሪቅ ጌጥ ግራሙን ዋግኡን ክንደይ ይከውን ?

ኣብታ ታሪካዊት ከተማ ኣክሱም ዝርከብ ናይ ተማህሮ መምሃሪ ቦታ ኮይኑኣዝዩደስ ብሃሊ እዩ ። ናብ ኣክሱም ከተማ መፂእኩም ዶ ትፈልጡ ?

እዚ ድማ ፍርያት ጸባ ዱቄት "ኔስትለ ኒዶ ፉል ክሬም ጸባ ፓውደር ፎርቲፋይድ" የላልየና። እዚ ፍርያት ንዕብየት ህጻናት ዘድልዩ ኣገደስቲ መኣዛታት ዝሓዘ እዩ። ብኸመይ መልክዕ ኣዳሊና ንጥቀመሉ?

እዚ ዓይነት ዌብሳይት ተወሳኺ ባህርያት ከም ቀጥታዊ ምዝርጋሕን ምሻጥ ቪድዮታትን ኣለዎ። እዚ መድረኽ ካብ ካልኦት ናይ ቪድዮ ቻት መርበባት ሓበሬታ ዝፈልዮም ቀንዲ ኣገልግሎታት ዝህቦም እንታይ እዮም?

እዚ ዝርአ ዘሎ ምስሊ ኣብ ኢትዮጲያና ውሽጢ ዝርከብ "ዓብዪ ህዳሴ ግድብ "ወይ ደማ "የኢትዮጲያ ህዳሴ ግድብ ኣባይ"እናተባሃለ ዝፍለጥ እዩ። ብዙርያ መለሽ እቲ ግድብ መኻይን ይረአያ።

ኣብዚ ሕዚ እዋን ካብ ዕንፀይቲ ዝተሰርሑ ዘበናዊ ማንካታታት መፅቢሒ ፀብሕታትን ንተጠቀምቲ ይቀርቡ ኣለው። እዞም ብዕንፀይቲ ዝተሰርሑ ማንካታት ናይ ምምራት ባህሊ ስለዘይብሎም ብጣዕሚ ፅቡቃት እዮም።

ፍሉይ ፅባቐ ዝወነነት ጥሩምባ ትርአ ኣላ፡፡ ካብ መንጠልጠሊኣ ጀሚሩ ዘሎ ቅርፀ መልክዓ ፍሉይ እዩ፡፡ እዛ ጥሩምባ ንምንታይ ግልጋሎት ትውዕል ይመስለኩም?

ዝተፈላለዩ ናይ ሳምሰንግ ቲቪ ሪሞት ኮንትሮላት ዘርኢ እዩ። እቶም ናይ ሳምሰንግ ቲቪ ሪሞት ኮንትሮላት ምስ ኣየኖት ፍሉያት ሞዴላት ሳምሰንግ ቲቪ ይሰማምዑ እዮም ዝረኣዩ?

ኣብዚ መደዳ ኣብ ዘለዉ ሹቓት ከም ፅላል ዝኣምሰሉ ናይ ቤተ ክርስቲያን ንዋየ ቅድሳት ይርአዩ ኣለዉ፡፡ እዚ ዝኾነሉ ምኽንያት እቲ ቦታ ጥቓ ቤተ ክርስቲያን ብምዃኑ ዶ ይኸውን?

ኣብ ፀግዒ ገዛ ብሓፁር ዝተኸለሉ ዛፋት ይርአዩ ኣለዉ፡፡ እዞም ዛፋት ነቲ ከባቢ ፅባቐን ዛህልን ዝስሕቡ እዮም፡፡ ኣብ ከባቢኹም ከምዚ ዝኣምሰለ ልምዲ ኣሎ ዶ?

እዚ ሰባት ኣብ ሓመድ መንገዲ ኣብ ግዳም ኪኸዱ ከለዉ ዘርኢ እዩ ፣ ምናልባት ኣብ ገጠር ኪኸውን ይኽእል እዩ ። ባህላዊ ኽዳውንቲ ዝተኸድኑ እዮም። ክልተ ሰባት ድማ ኣብ ምዕጕርቶም እናተሳዓዓሙ ሰላም ይብሉ ኣለዉ።

ረጒድን ቀጠልያን ቆጽሊ ዘለዎ ዓቢ ኦም ማንጎ እዩ። እታ ገረብ ኣንጻር እቲ ኣብ ድሕሪት ዘሎ ድሙቕ ብርሃን ጸሓይ እያ ተሳኢላ።

ኣበካዶ ካብ ንጥዕናና ጠቀምቲ ሓደ እዩ ። ኣብ ኣቀሓ ድማ ብበዝሒ ተደርዲሩ እታ ሓንቲ ድማ ተቆሪፃ ኣሎ ። ኣበካዶ በሊዕኩም ትፈልጦ ዶ ?

ፋብሪካ ዓለባ ኣልመዳ ኣብ ትግራይ ካብ ዝርከቡ ፋብሪካታት ኣለባ ሓደ እንትከውን ኣብዚ ሕዚ እዋን ግን ብሰንኪ ፅንፈታውያን ሓይልታት ኢትዮጵያን ኤረትራን ካብ ግልጋሎት ወፃኢ ኮይኑ።

ኣብ ኢትዮጵያ ሃረር ዝርከብ ባህላዊ ድኳን ወይ ንግዳዊ ህንፃ ኣብ ቅድሚት ይርአ። ሃረር ጥንታዊ ታሪኻዊ መናድቕ ዘለዋ ከተማ እያ። ኣብ ቋንቋ ኣምሓርኛ "ሓረርተኛ" ዝብል ቃል እንታይ ምድብ ሰባት እዩ ዘመልክት?

ኣብ ትግራይ ካብ ዝርከቡ ባህላዊ ቁኖታት ሓደ ዝኮነ ስገም ኣብ ማእከሉ ኣልባሶ ዘለዎ ኮይኑ ደቂ ኣንስትዮ ትግራይ ንመመላክዕን መፀበቅን ዝቁኖኖኦ እዩ።

እዚ ናይ BOOEZ Pasta ዝበሃል ፍርያት ዓይነት እዩ። እቲ ፓስታ ብኣራንሺን ጻዕዳን ዕሹግ ኮይኑ፡ ቅርጺ ፓስታ ድማ "ብርኪ" ቅርጺ ኣለዎ።

ፍሽኽታ ዝመልኦ ሰራሕተኛ መብፅሒ ሎጎ ኢትዮፖስት ዘለዎ ዕሹግ ሒዙ። ኣገልግሎቶም ዘስፋሕፍሕ ፅሑፍ ብኣምሓርኛ ዝተፃሓፈ ኣብ ላዕለዋይ የማናይ ኩርናዕ ዘሎ ኣርማ ኢትዮፖስት ዝብል እዩ።

ሰው ለሰው ባርና ሬስቶራንት ዝብል ፅሑፍ ብኢንግልዘኛና ብኣማርኛ ዝተፅሓፈ ኮይኑ ዝተፈላለየ ዓይነታት ብጣዕሚ ጥዑማት ምግብታት ዘለዎ ኮይኑ ኣበይ ኣከባቢ ይርከብ?

እዚ ኣብ ሓደ መዕርፎ ነፈርቲ ደው ኢላ ዘላ ነፋሪት መንገዲ ኣየር ኢትዮጵያ የርኢ። እታ ነፋሪት “ኢትዮጵያዊ” ዝብል ቃል ብዓበይቲ ቀያሕቲ ፊደላት ዝተጻሕፈ ኮይኑ፡ኣብ ትሕቲኣ “ቦይንግ 787” ዝብል ጽሑፍ ኣሎ። ሰማይ ንጹርን ብብርሃን መዓልቲ ዝተመልአን እዩ።

ደስ በሃሊት ሓዳሽ ዶልፊን መኪና ትርአ ኣላ፡፡ እዚ መኪና ክቡር ዋጋ ዘለዋ እንተይኮነት ኣይትተርፍን፡፡ ኣብ ከባቢና ብበዝሒ ዘይትርአ ስለዚ ዶ ትኸውን?

መፅሓፍ ቅዱስ ሒዙ ጠጠው ኢሉ ኣሎ እቲ ሰብ ኩታ ተዓጢቁ ኣሎ ። ከምዚ ዓይነት መፅሓፍ ኣበይ ይሕተም ኣንታይ ዕይነት ግብኣት ይድልዮ ?

እዚ ቦታ ናይ እንዳ መንከሽከሽ ፣ መንፊት፣ ፈርኔሎን ካልኦት ናይ ጎማ ዘርኢታት እውን መሸጢ ይመስል ፡ ግን ኣብ ዕዳጋ'ዶ ይኾንስ ኣብ ገዛ እዩ ዝንሄ ?

እዚኦም ክልተ ናይ ዕንፀይቲ ስራሕቲ ኮፍ ኢሎም፡ ይራኣዩ ኣለዉ። እቲ ላዕለዋይ ብኣምበር ዝተቐብአ፡ እቲ ታሕተዋይ ድማ ግራጭ እዩ። ክልቲኦም ንእሽቶ መደርደሪን ኣብ መንጎኦም ቦታ ዘለዎ ቀለቤት ዝመስል መኽደኒን ኣለዎም።

እቲ ኣርማ ብቐንዱ ቀይሕ፣ ሰማያዊ፣ ብጫን ጻዕዳን ሕብሪ ዝቖመ ክቢ ምልክት እዩ። ኣብ ላዕሊ ብፊደላት ትግርኛ ክጽሓፍ ከሎ "ኣካዳሚ ስፖርት ትግራይ" ክብል ከሎ፡ እዚ ኣካዳሚ ኣብ ክልል ትግራይ ስፖርት ንምድንፋዕ እንታይ መደባት የቕርብ?

ኣብ ህንፀት ዝርከብ ህንፃ ተገሊፁ ይረአ ኣሎ። ኣብ ታሕተዋይ ደብሪ ናይ ኮንክሪት ኣዕኑድን ወይ ከዓ ናይ ኮለን ዝተዛዘመ መዋቕርን ይረአ።

ኣሃዱ ናይ ዕዳጋ ማእከል ዝተበሃለ ሰፊሕ ፎቅ ዝተፈላለዩ ናይ ንግዲ ቦታ ይረአ ኣሎ ። ንይቲ ገበያ ማእከል መስራቲ ምን ይበሃል ?

እዚ ተዘርግሐ ግራት ሓመድ የርኢ። ኣብ ቅድሚት ኣብ ሳንዱቕ ዝርከቡ ፈልሲታት ኮይኖም፡ ንመተከሊ ይዳለዉ ከምዘለዉ ዘመልክት እዩ። ኣብ ርሑቕ ድማ ኣኽራንን ስቲም ዝበዝሖ ተፈጥሮኣዊ መልክዓ ምድርን ይርአ። እዞም ተኽልታት እዚኦም ኣብዚ ዓውዲ ምትካል ይጅመር ምህላዉ ብኸመይ የርእዩ?

እዚ ናይ መጽሔት ገጽ ኮይኑ፡“ሰላምታ”ዝብል ጽሑፍ ተጻሒፉሉ ኣሎ። ኣብ ማእከል ድማ ሓሙሽተ ሰባት ኣብ ክፉት ኣየር ደው ኢሎም ፡ኩሎም ስፖርታዊ ክዳውንትን ሕብራዊ ጫማን ተኸዲኖም ኣለዉ።”ከምኡ’ውን“ፓሪስ ሕቡእ ዕንቊ ባህሊ ኣፍሪቃ እያ”ዝብሉ ካልኦት ቃላት ተጻሒፎም ኣለዉ።

ሓያሎ ተምሃሮ ኣብ ዕንጨይቲ ዝተሰርሑ ጠረጴዛታት ኮፍ ኢሎም ይረኣዩ። ሓደ ብዕድመ ዝደፍአ ሰብ ወይ መምህር ኣብ ጥቓ እቲ ማዕጾ ደው ኢሉ ኣሎ። እቲ ክፍሊ ቀለልቲ መሳለጥያታት ኣለዎ። ተምሃሮ እንታይ ዓይነት ትምህርቲ ክመሃሩ ይረኣዩ ኣለዉ?

እዚ ኣብ ሓደ ድኳን ዝተሰርዑ ሕብራዊ ክሪስፕስን ቢስኩትን ዝተመርጹ ዘርኢ እዩ። ኣብ ታሕቲ ጸጋም ቀጠልያ ቦርሳታት ሳን ቺፕስ ተራእዩ ኣሎ። ኣብ ማእከል ድማ ሰማያዊ ቦርሳታት ሳን ቺፕስ ብብዝሒ ተሰሪዖም ኣለዉ። ኣብ የማን ቀይሕ ቦርሳታት ይራኣዩ ኣለው።

ኣብ ግዜ ሓያል ንግስነት ኣኽሱም ዝተሃንጹ እዮም። እቲ ምስሊ ብሓሰር ዝተሸፈነ ቅስትታት እምኒ ዘርኢ ኮይኑ፡ እዚ ድማ ንጉሳዊ መቓብር ወይ ካልእ ምዕሩግ ህንጻታት ከም መሰረት ኮይኑ የገልግል ነይሩ። እዞም ጥንታውያን ህንጻታት ብኸመይ እዮም ተሃኒጾም ትብሉ?

እዚ ኣትሌት ኣበበ ቢቂላ ይበሃል፡፡ እዚ ጐያዪ ኣብ ሮም ብባዶ እግሩ ጐዪዩ ዘሸነፈ እዩ፡፡ እዚ ዓወት ንዓለም ዘደነቐ እዩ ነይሩ፡፡ ስለንሱ ታፈልጥዎ ካልእ ታሪክ ኸ ኣሎ ዶ?

ኣብዚ ሕዚ እዋን ባህላዊ ኣልባሳትና ብዘበናዊ መንገዲ እናተሰፈዩ ንተጠቀምቲ ብዝደልዩዎም መንገድታትን ቅድታትን እናቀረቡ ይርከቡ። እዞም ባህላዊ ኣልባሳትና ብዘለዎም ድዛይንን ስፌትን ድማ ሰባት እናተስሓቡ ዝተፈላለዩ ክዳውንቲ ኣብ ምግዛይ ይርከቡ።

እዚ ሓደ ናይ እንዳ ኮምፒተር ሰንተር እንትከውን ኣብዚ ቡዙሓት ናይ ኮምፒተር እንዳተመሃሩ ወይ እንዳሰልጠኑ ንርኢ ኣለና። ኣብኡ ድማ ሓደ መምህር ደው ኢሉ እንዳምሃሮም ንርኢ ኣለና።

ብባህላዊ ስፈን መሶብን ካልእን ኣርቲፊሻል ዕምባባታት ዝተሰርሐ ዲኮር ኮይኑ፡ መብዛሕትኡ ግዜ ከም መርዓ፡ ልደት፡ ወይ በዓላት ዝኣመሰሉ ፍጻመታት ዝውዕል እዩ።